ካብ እቶም ደቂ ኣንስትዮ ንመመላክዒ ካብ ዝጥቀማሉ ሓደ ዝኮነ ቁኖ እዩ። ኣብ ማእከሉዝተመቀለ ኮይኑ እንታይ ዓይነት ቁኖ እዩ ?እንታይ ይበሃል?

ኣብ ወሰን ጽርግያ ኣብ ዝርከብ ሳዕሪ ሓንቲ ንእሽቶ ስየ ደው ኢላ ኣላ። ሰማይ ድሙቕን ንጹርን ሰማያውን እዩ። ኣብ ስግር ጽርግያ ካልኦት ኣግራብን ገለ ርሑቕ ህንጻታትን ይርአ። ኩነታት ኣየር ኣዝዩ ውዑይ ይመስል ድዩ?

ኣብ ሓደ ሜዳ ስፍሪ ዘፍሉ መንእሰይ ብሆታ እንትዘልል ይርአ ኣሎ፡፡ እዚ ናይ ራያ ህዝቢ ዘኽብሮ ዘሎ በዓል እንታይ ዓይነት በዓል ይመስለኩም?

እዚ ዓብይ ጎቦ ኮይኑ ጥንታዊ እና ቁርሳዊ እንትከውን ብጎኑ ድማ ተሓራሲ ናይ እክሊ ግራት ከም ዝነህ ኮይኑ ሰልስተ ደቂ ተባዕትዮ ተማዓዳድዮም ይጥምቱ እንትኮኑ እዚ ጎቦ ኣበይ ቦታ ዓበይ ዓዲ ይርከብ ይመስለኩም?

ሚዘር ዝብል ዘርእስቱ ሓዱሽ ባህላዊ ትግርኛ ደርፊ ኮይኑ ናይ ባህላዊ ክዳን ተከዲኖም ኣለው። እታ ጎል ኣንስየቲ ደስ ዝብል ቁኖ ተቆኒና ኣላ። እዙይ ድምፃዊ መን ይብሃል ይመስለኩም?

እዚ ኣብዚ እንሪኦ ዘለና ናይ ባህሊ ዓዱ እንፋለጠ ንርኢ ኣለና እዚ ባህሊ እዚ ድማ ኣብ ትግራይ ዝጥቀምሉ ባህሊ እንትኮን እዚ ድማ ደቂ ተባልትዩ እዮም።

ደው ዝበላ ናይ ዓለባ ምፍራይ ማሽናት ይረኣያ። እዘን ናይ ቀደም ማሽናት ጻዕዳ ፈትሊ/ጨርቂ የፍርያ ኣለዋ። ዓበይቲ ቆርቆሮ ጨርቂ ኣብተን ማሽናት ይሽክርከር ኣሎ። እዘን ማሽናት እዚኣተን ክሳብ ክንደይ ጫውጫው ክህልወን ይኽእል?

እዚ ኣሰራራሕ ባህላዊ ኣሰራርሓ እንትከውን እዚ ኣሰራራሓ እዚ ሰዕሪቤት እደተበሃለ ዝፅዋዕ እንትከውን ብእንጨይቲ ዝተሓፀረ ኮይኑ እዚ ኣሰራራሓ ሕዝውን ከም ዘሎ ኮይኑ ኣበይ ዓዲ ዝርከብ ይከውን

ንብዙሕ ሰብ ክተስተኣናግድ ትኽልእ ጀበና ምስ መኽደና ኣብ መቐመጢ ትርአ ኣላ፡፡ ከምዚ ዓይነት ዕብይ ዝበለ ጀበና ኣብ ምንታይ ኩነት እዩ ኣብ ግልጋሎት ዝውዕል?

ሓደ ዕይነት ክዳን ዝተከደኑ ተምሃሮ ኣብ ወንበር ኮፍ ኢሎም ትምህርቶም ይከታተሉ ኣለዉ ብተውሳኪ ማስክ ገይሮም ኣለዉ ። ክንደይ ደረጃ ትምህርቲ ይመሃሩ ?

ናይ ኢ/ያ ጠቕላይ ሚኒስተር ክቡር ዶ/ር ዐብይ ኣሕመድ ይበሃሉ ኣብ ቢሮኦም እዮም ከፍ ኢሎም ዘለዉ፡ ናብ ስልጣን ዝመፅሉ ዓ/ም መዓዝ እዩ ?

ባህላዊ ንመቀመጢ ከም ወንበር ካብ እንጥቀመሎም ዝነበሩ ካብ እንፀይትን ደሪቁ ዝለስለ ዝተፈላለዩ ናይ ቤት እንስሳት ቆርበት ዝስራሕ እዩ። ከምዚኦም ዝበሉ ባህላዊ መገልገልታት ንምቅማጦም ነፃነት የብለሙን።

እዚ ኣብ ኣኽሱም ከተማ ዝርከብ ታሪካዊ ቦታ ናይ ንጉስ ባዜን መቓብር እዩ፡፡ እዚ ንጉሰ ነገስት ክርስቶስ እንትውለድ ነጊሱ ዝነበረ እዩ፡፡ እዚ ብነገስታቱ ኣቢሉ ናብ ክርስቶስ ገፀ በረከት ከምዝለኣኸ ትፈልጡ ዶ?

ብጭቃ ወይ ፕላስቲክ ኣቢሉ ናብ ባህላዊ ጸሊም ድስቲ ቡን ክፈስስ ከሎ፡ ውዑይን ጨናውን ስምዒት ከም ዝህቦ ዘርኢ እዩ። ካብቲ ድስቲ ዝለዓል ስቲም ነቲ መስተ ስዋ ውዑይን ፍሩይን ስምዒት ይህቦ። እዚ ድስቲ ንምንታይ ከ ይጠቅም ?

ኣብ ሓደ ናይ ዕዳጋ ድኳን ጫማ የርኢ። ከምዚኦም ዝበሉ ናይ ጎደናታት ድኳናት ኣብ ኢትዮጵያን ካልኦት ሃገራት ምብራቕ ኣፍሪቃን ኣብ ዝተጨናነቓ ከተማታት ልሙድ እዩ። ብዘይካ ጫማ ካልኦት እንታይ ዓይነት ልሙዳት ነገራት እዮም ዝሽየጡ?

ናይ ኮሚሽን መረፃ ብሄራዊ ክልላዊ መንግስቲ ትግራይ ኣርማ ይርአ ኣሎ፡፡ እዚ ኮምሽን መንግስቲ ትግራይ ዘጣየሾ እዩ፡፡ እዚ ኮሚሽን ሕዚ ኸ ኣሎ ዶ?

ኣብዚ ብዙሓት ሰባት ኣብ ሓደ ማእከላይ መደበር ኣውቶቡስ ብሓባር ደው ኢሎም ኣለዉ። ኣብ ድሕሪት ብዙሓት ቀጠልያ ኣውቶቡሳት ተሰሪዐን ኣለዋ፡ኣብ ቅድሚት ድማ ኣቑሑት ዝጸዓና ድፍኢት ዓረብያታት ዝጥቀሙ ሰባት ንስራሕቶም ክኸዱ ይረኣዩ። እቲ ትርኢትምንቅስቓስ ብርቱዕ ትራፊክ ዝገልጽ እዩ።

ኣኻፍት ኣብ ደምቢኦም ወይም ድማ ኣብ ሰፈሮም ማለት መመገቢ ቦቶኦም ኮይኖም ይበልዑ ኣለዉ ፡ እዚ ኣብ ቕድሚት ዘሎ /ላ ኸፍቲ ጓል ድያስ ወዲ እዩ ?

እዚ ናይ ኦርተደክስ ተዋህዶ ቤተክርስትያን እንትከውን ኣብኡ ድማ ዝተፈላዩ ናይቶም ረቂቃትን ቁዱሳት ስእሊ ኣድህኖ ንርኢ ኣለና። እዚ ቤተክርስትያን እዚ ኣብይ ይርከብ?

እዞም ዝስዕቡ ዝተራእዩ ነገራት እዮም፤ ጻዕዳ ፒክኣፕ፡ ቶዮታ ላንድ ክሩዘር ፒክኣፕ ብጸጋም ትርአ። ኣብ ድሕሪት 'ቶዮታ' ዝብል ቃል ተጻሒፉ ኣሎ።

ብድምፂ ወያነ ዜና ዝሓለፈ ናብ ሕቶና ብመንግስቲ ግቡእ መልሲ ዘይምርካቡ ብጣዕሚ አሕዚኑና ዝብል ብተፈናቀልቲ ዝቀረበ ሓሳብ ብፃዕዳ ተፃሒፉ አብ ቀይሕ፣ ፀሊም፣ ፃዕዳን ዕንቋይን ድሕረ ባይታ እናፋለጠ ይርከብ፡፡ ድምፂ ወያነ ትክክለኛ ዜና ድዩ ዘቅርብ?

ኣዝዩ ዝተስማዕምዖ ናይ ዕፉን ዝራእቲ እኒሆ፡፡ እዚ ዝራእቲ ስሒዎ ኢሉ ዝተዘርአ እዩ፡፡ ብምስሓዉ ኣብ ምህርቲ ዘምፅኦ ኣወንታዊ ለውጢ ይህሉ ዶ?

ኣብዚ ምስሊ ከም ዘመላክተና ኣብ መዕረፎ ነፈርቲ ካበ ዝተፈላለዩ ዓዲታት እንዳተጓዓዛ ዝከዳ ዘለዋ ካብኡ ድማ ንዕረፍቲ ወይ ጉዕዘአን ወዲአን ናብ ገዝአን ዝከዱ ዘለዋን ዘለዉን ተጓዝቲ እዮም ዘመላክተና ዘሎ።

ኣብዚ ክልተ ሰራሕተኛታት ኣብ ሓደ ልዑል ህንጻ ብሓጺን ዝተሰርሐ ስካፎልዲንግ ክሰርሑ ይረኣዩ። ኣብ ውሽጢ እቲ ስካፎልዲንግ ስትራክቸር ስራሕቲ ህንፀት ይካየድ ኣሎ፣ እዚ ድማ ንሓደጋ ምውዳቕ የቃልዕ እዩ።

ኣርባዕተ ዓበይትን ክልተ ኣና እሽእሽተይ ደው ኢለን ኩለን ተዓሚመን ኣብ ድሕሪአን ሓምለዋይ ዝኮነ ቦታ ኣሎ ካብ ኩለን እታ ሓንቲ ኣብ ግምባራ እንታይ ጌራ ኣላ ?

መፃሕፍቲ ኣብ ኣግዳሚ ወንበርን ኣብ ምድርን ተሰሪዖም ይርአዩ ኣለዉ፡፡ መፃሕፍቲ ጠቐምቲ እዮም፡፡ ናትና ሰብ ግን መፅሓፍ ናይ ምንባብ ፍቕሪ ኣለዎ ዶ?

ኣብ ናይ ገጠር መንገዲ ሓንቲ መኪና ትርአ ኣላ፡፡ እዚ መንገዲ ኣብ ቀረባ እዋን ዝተስተኻኸለ እዩ ዝመስል፡፡ ንምንታይ እዩ ግን መንገዲ ከምዚ ዓይነት ክትትልን ፅገናን ዘይግበሮ?

እዚ ንሪኦ ዘለና ናይ ተፋጥሪ ጎቦን ሜዳን ንርኢ ኣለና። አዚ ጎቦ እዚ ብከውሒ ጠጠው ዝበለ እንትከውን ኣብ እግሩ ድማ ሩባሩባ ኣለዎ። ኣብቲ ወሰን ረባ እውን ተሓራሲ መሬት እኒሄ።

ብዙሓት ቀጠልያ ቆጽሊ ዘለዎም ኣሕምልቲ ከም ኮላርድ ግሪን ወይ ካሌን ካልኦት ኣሕምልትን ንመሸጣ ተሰሪዖም ኣለዉ። እዞም ኣሕምልቲ ብናይቲ ከባቢ ሓረስቶት ዝሽየጡ ዘለዉ ዶ ይመስለኩም?

ኣዝዩ ደስ ብሃሊ ውቅብ ንዓይኒ ስሓቢን ፃዕዳ ዝኮነ እግርን ብቀይሕ ሕብሪ ኣዝማልቶ ዝተለከየ ፅፊር እውን ኣሎ። ኣብቲ እግሪ ናይታ ጎል ተኣሲሩ ዘሎ እንታይ ይብሃል ይመስለኩም?

እዚ ጸሊምን ጻዕዳን ድሕረ ባይታ ዘለዎ ዓቢ ስክሪን ዘርኢ እዩ። ኣብ ስክሪን ዘሎ ምስሊ ድኹም ገረብን ርሑቕ በረኻዊ መልክዕን ይመስል። እቲ ምስሊ ብዙሕ ጸሊምን ግራጭን ጽላሎት ስለ ዝጥቀም፡ ጽልምት ዝበለ ወይ ኣኽራናዊ ሃዋህው ዝመስል ጦብላሕታ ይህብ።

እፅዋት ንስነ ህይወት ኩሉ ኣድለይቲ ዝኾኑ ፀጋታት እዮም፡፡ እፅዋት ንፁህ ኣየር ንምርካብ፣ ፅባቐ ከባቢ ንምሕላው ይጠቕሙ፡፡ ካልእ ከ ንምንታይ ይመቅሙ?

ኣባላት ፌደራል ፖሊስ ኢትዮጵያ ዝኾኑ ወተሃደራት ወይ ሰልጠንቲ እዮም። ብድሕሪት ካልኦት መራሕቲ ፖሊስ ሲቪላዊ ክዳን ተኸዲኖም ደው ኢሎም ይረኣዩ። እዚ ስነ-ስርዓት ምረቓ ወይ ስልጠና ክኸውን ይኽእል እዩ።

ናይ ኢትዮጵያ ኤሌክትሪክ ፓወር ሎጎ ኣብቲ ምስሊ ይርአ። እቲ ኣርማ ቀጠልያን ቀይሕን ስሉስ ኩርናዕ ኮይኑ ኣብ ማእከሉ ጻዕዳ በርቂ ኣለዎ። “ሓይሊ ኤሌክትሪክ ኢትዮጵያ” ዝብሉ ቃላት ኣብ ታሕቲ ተጻሒፎም ኣለዉ።

ኣብ እንስሳ ዘገዳም እትምደብ ቅንፊዝ ሰውነታ ብዕሾክ ዝተከበበት ኣብ ገጠር ዕልቦ/ዕፉን/ እትበልዕ እንስሳ እንትከውን፣ ፀላኢ እንተመፂዋ ናይ ነብሳ ዕሾክ እንዳደብረየት እያ ትከላከል።

ዝተፈላለዩ ዝተዓሸጉ ምግቢታት ዝተፈላለየ ሕብሪ ዘለዎም መትሓዚታ አብ ፃዕዳ ድሕረ ባይታ ተደርዲሮም ይርከቡ፡፡ ንአብነት ሰማያዊ፣ ቀይሕን ፃዕዳን ሕብሪ ዘለዎም መትሓዚ ናይ ዓሳ ስጋን ካልኦት ምግቢታትን ሒዞም ይርከቡ፡፡ አረ! ዕሹግ ምግቢ ምብላዕ ሕማም እዩ፡፡

ብድሙቕ ዝተሰለመ ድግስ ልደት ዘርኢ እዩ። ሓደ ቆቢዕ ፓርቲ ዝለበሰ ንእሽቶ ወዲ፡ ኣብ ሓደ ብዙሕ ሕብሪ ዘለዎም ባሎናት፡ ናይ ልደት ኬክን ዶናትስን ይርከብ። ናይ ሓጎስን ጽምብልን ስምዒት ይፈስስ። እንተሪኢኻ ከለኻ እንታይ ዓይነት ሓጎስ ወይ ሓጎስ ይስምዓካ?

ኣብ ድምፂ ወያኔ ትግራይ ሚድያ ብዛዕባ ሓገዝ ናውቲ ሕክምና ዝገልፅ ዜና እዩ። ኣብ ኩናት ዝተወጉኡ ተጋደልቲ ትግራይ ዝውዕል ብነበርቲ ጣልያን ከተማ ሚላኖ ዝተዋህበ ምኳኑ ትፈልጡ ዶ?

ፍሉይ ግዝፈትን ንውሓትን ዝኔዎ ህንፃ ንርኢ ኣለና፡፡ መልክዑ እውን ደስ በሃሊ እዩ፡፡ እዚ ህንፃ ብሪልስቴት ዝተሃነፀ ናይ መንበሪ ህንፃ ዶ ይኸውን?

ናይ ባህላዊ ፃዕዳ ክዳን ዝተከደኑ ኮይኖም ካብቶም ናይ ባህላዊ መሳርሒ ሙዚቃታት ካብ ዝብሃሉ ሓደ ዝኮነ እምብልታ ይፀወቱ ኣለው። ዝፃወቱ ሰባት ርኢኩም ዶ ትፈልጡ?

ሰማያዊት ኒሳን ፒክኣፕ መኪና እያ እተርኢ። እታ ናይ ጽዕነት መኪና ኣብ ቅድሚ መንደቕ እምኒ ደው ኢላ ኣብ ድሕሪት ድማ "ኒሳን" ዝብል ስም ብቐይሕ ፊደላት ተጻሒፉ ኣሎ። እታ ዝተርኣየት ምልክት መኪና እንታይ ትበሃል?

እዞም ሰለስተ መናእሰይ እቲ ሓደ ከፍ ኢሉ እቶም ክልተ ደው ኢሎም ኣብ ማእኸል ናይ ኮብልስቶን ጎደና ዝሽየጡ ኣቑሑት ሰጢሖም ዘለዉ ይመስሉ ፡ ኣብዚ ቦታ ምስጣሕ ትኽክል ድዩስ ኣይኮነን ?

ናይ ኢትዮጵያ መከላከያ ሰራዊት ሰልፊ እንተርኢ የምልክት ኣብቲ ሰልፊ ባንዴራ ኣሎ ። ኣብ ኢትዮጵያ ክንደይ ዝኣክል መከላከያ ሰራዊት ኣሎ ?

ኣብ ኢትዮጵያ ካብ ዝፈርዩ ኣልኮላዊ መስተ ሓደ ዝኮነ ሜታ ቢራ እንትከውን ደቂ ሰባት ንመዘናግዕን ንመዝናነይን ዝጥቀሙሉ ዓይነት መስተ ምኳኑ ትፈልጡ ዶ?

ቀይሕን ፀሊምን ሕብሪ ዘለዋ መኪና ደው ኢላ ኣላ እታ መኪና ፅሪትን ውሕልልትን እያ ። ዋጋ ናይዛ መኪና ክንደይ እዩ ?

እቲ ህንፀት ክልተ ደብሪ ዘለዎ ህንፃ ዘይተወድአ እዩ ዘርኢ። እቲ ህንጻ ባዶ መስኮትን ዘይምዕሩይ ገጽን ኣለዎ፣ እንታይ ዓይነት ናይ ተስፋ ምቑራጽ ወይ ጽምዋ ስምዒት እዩ ዝለዓዓል?

ኣብ ትግራይ ካብ ዝርከቡ ገዳማት ሓደ ኣብነ ኣረጋዊ ገዳም እንትከውን፣ ብመፅዓን ደቂ ተባዕትዮ ጥራሕ እንዳተጎተቱ ዝድይቡ ምኳኖም ትፈልጡ ዶ ?

ኣብ ትግራይ ካብ ዝርከቡ ባህላዊ ክዳን ሓደ ዝኮነ ጥልፊ ዓላባ ዓዲ ብዘመናዊ ኣሰፋፍያን ኣተኣላልማን ንዕዳጋ ዝሽየጥ ዝተዳለወ እንትከውን፣ ጥልፊ ምክዳን ትፈትው ዶ?

ውቑብ መንደቕ እምኒ ዘለዎ ህንጻ ደጋዊ ትርኢት ይረአ ኣሎ። እቲ መናድቕ ብዝተፈላለዩ ዝተቖርጹን ዝተሰርዑን ኣእማን ዝተሰርሑ እዮም። እዚ ዓይነት ስራሕ እምኒ ኣብ ኣየኖትክልላት ኢትዮጵያ እዩ ብብዝሒ ዝረአ?

እዚኣዝዩ ፍሉይ ቅርጺ መንደቕ እምኒ ዘለዎ ቦታ ዘርኢ እዩ። ኣብቲ እምኒ ዝተፈላለዩ ስእልታት ክርስቶስን ቅስትታትን ተቐሪጾም ኣለዉ፣ እዚ ድማ እቲ ቦታ መቓብር ወይ ታሪኻዊ መቕደስ ምዃኑ የመልክት። እዞም ቅርጻታት እምኒ እንታይ ዓይነት ታሪኽ ይውክሉ ትብሉ?"

ስነ ሂወት ዝተበሃለ መፅሓፍ ናይ ሻሙናይ ክፍሊ ብዙሕ ምስሊ ሒዙ ኣብ ኢንተርንየት ይርአ ኣሎ ። ማይክሮስኮብ እንታይ ጥቅሚ ኣለዎ ?

ዝተፈላለዩ ዕሹጋት ሸቐጣት ተደርዲሮም እኔዉ፡፡ ሸቐጣት ምዕሻግ እቲ ምህርቲ ናይ መን ምዃኑ ፈሊኻ ንምፍላይ የገልግል፡፡ ካልእ ኸ ንምንታይ ከገልግል ይኽእል?